እዚ ንሪኦ ዘለና ፎቶ ድማ ቤተ ክርስትያን ኮይኑ ከም ማጨሎት እንዳ ኣባ ሰላማ ቤተ ክርስትያን ኣብ ከባቢ ተምቤን ዝርከብ ቤተ ክርስትያን እዩ፡፡ ክንደይ ዝሓመሙን ዘበሉን ጢዖም፣ መንፈሶም ርእሶም ተሓዲሶምን ሕማሞምን ምሕረት ተገይርሎም ዝጥቀምሉ ሕብረተሰብ እዩ፡፡

እዚ ንሪኦ ዘለና እዚ ምንሊክ ዝብሃል ናይ መስተይ ኮይኑ ኣብኡ ድማ ስዋ ንሰትየሉ ንጥቀመሉን ኣብ ጉዳያት ከም መርዓ፣ ከም ክርስትና፣ ኣብ ዝበለ ጉዳያት እዝ ዕዱም መፅዩ ዝጥቀመሉ፣ ዝሰትየሉ ዝጥቀመሉን ምንሊክ ዝሓዘ ስዋ እዩ ፡፡

ክሹይ እዙይ ድማኒ ካብቶም ናይ ኣልኮላዊ መስተ ናይ ትግራይ ውፅኢት ዝኾነ ደስታ ኣረቂ ዝባሃል ናይ ኬሚካል መስተ ኾይኑ ዜማ ዝባሃል እውን ምስኡ ዝሓዘ የርእየና ኣሎ እዚ ምስሊ እዙይ። ከምዚ ዝበለ ትሪኢዎ ዘለኹም ብዝሕ ዝበለ...

እዚ እንርኦ ዘለና ድማኒ ከምቲ ተርእይዎ ዘለኩም ቡና እናፍለሓት እና እንዳቀደሓትሉ ዘርኢ እቲ ቡና ሓደ ተቀዲሑ እቲ ካልኦት እናሃበትን ድማ ቸካት ዝነኦዎ ኮይኑ ኣብ ጎኑ ድማ መብልዒ ቡቁለቲ ዘለዎ የርኢ።

እዚ እንሪኦ ዘለና ድማ ናይ ደቂ ኣንስትዮ ትግራይ ዝጥቀማሉ ኩትሻን ጎባጉብን ተባሂሉ ዝፍለጥ ኣብ ትግራይ ደቂ ኣንስትዮ ብሰፊሑ ኣብ ኣሸንዳ በዓል ዝገብርኦን ዝጥቀምኦን እዩ ዘርእየና ዘሎ እዚ ፎቶ እዙይ፡፡

እዚ ንሪኦ ዘለና ድማ ኣብዚ ጎቦታት ዘለዎ ከባቢታት ኮይኑ ኣብ ገጠራት እቲ ቦታ ድማ ብመስኖ ፍርቁ ተሸፊኑ ከምዝኒአን ዝገልፅ ፎቶ እዩ፡፡ እዚ ብተፈጥሮ በረኻታት ተባሂሉ ዝፍለጥ እዩ፡፡

እዚ እንሪኦ ዘለና ድማ ናይ ተምሃሮ ናይ ንእሽተያት ህፃናት ትምህርቲ ቤት ዝገልፅ እናተጫወቱ ከለው ዘርኢ ፎቶ እዩ ዘርእየና ዘሎ ዝፎቶ እዚ፡፡

ከምቲ ትሪኢዎ ዘለኩም አብቲ ውሽጢ ናይ ጥንታዊ ነገስታተ ዝስርሕዎ ሓወልቲ አኽሱም ውሽጢ ግቢ ኮይኑ ብጎኒ ድማኒ ንዕኡ መፀገኒ ተባሂሉ ዝመፀ ካብ ውጪ መሕገዚ አካላት ዝሰደድዋ እዩ፡፡

ካብ ላዕለዋይ ኣዘዚ ሰራዊት ትግራይ ዝኮነ ምግበይ ሃይለ ዝባሃል ናይ ኣዛዚ ሰራዊት ትግራይ ንፈልጦ ምግበይ ሃይለ ይባሃል።

እሺ እዚ እንሪኦ ዘለና ድማ ስነ ጥበባውያን ናይ ደቂ ራያ ዘቅርብሉ ቲያትር ዝሰርሑ ሰባት እዮም ከምቲ ንሪኦ ዘለና ክዳኖም ናይ ራያ ምሉእ ባህሊ ክዳን ተከዲኖም ስዋ ዳሰተዩ ዝገልፅ ፎቶ እዩ።

እዚ ንርእዮ ዘለና ድማኒ ቅርፃ ቅርፂ ኮይኑ ናይ ቀደም ቅርስታት ናይ ባዕሉ ኣርማ ዘለዎ ዝተሰርሐ ካብ ናይ ቀደም ኣክስማውያን ዝሰርሕዎ ቅርፂ ሓደ ናይ ዓርሱ ዝከኣለ ናይ ጥበብ ቦታ ወይ ብእምኒ ዝተሰርሐ ቅርፂ ምልክት ዘለዎ ናይ ባዕሉ ዝገልፅ ዝተሰርሐሉ ቅርፃ ቅርፂ እዩ።

እዚ እንሪእዮ ዘለና ድማ ናይ ሕርሻ ናይ ባህሊ ብመስመር እናተዘርአን እቲ ሰብኣይ ድማ እናሓረሰን ከምዝንሄ እዚ ፎቶ ይገልፅ። ከም ትርእይዎ ዘለኩም ድማኒ ምስ እንስስኡ እቱይ ሓረስታይ እናሓሰረ ይርከብ ኣሎ።

እዚ ንሪኦ ዘለና አብ ናይ ኢትዮጵያ ንምገበሉ ምግቢ እንጀራ ምስ ሙሉእ ናይ ከም ደርሆ፣ እግሪ፣ እንቋቁሖ፣ ርጉኦን ዝሓዘ ከም ዘሎ እቲ ፎቶ ይገልፅ አብ ጎኑ ኮምፒተር ከም ዝኒሃ እውን ይገልፀልና አሎ እዙይ።

እዚ ወዲ ንሪኦ ዘለና ድማኒ ኣብ ማእከል ዳዕሮ ፒያሳ ተባሂሉ ዝፍለጥ ቦታ ኣንፂፉ ነፀላታትን፣ ኩታታትን፣ ኩታ ፣ ጋቢ ዝኣመሰሉ እናሸጠን ንባዕሉ ድማ ፅላል ተጠቒሙ ፀሓይ ኮይንዎ ኣፅሊሉ ጠጠው ኢሉ እናሸጠ ከም ዝንኤ እዚ ፎቶ እዚ የርእየና። ካብኡ ድማኒ ሰብ እናተንቀሳቐሰን ባጃጃትን ከም ዝንኤዋ እዉን ይገልፀልና ኣሎ።

እዚ እንሪኦ ዘለና ቦታ ድማ አብ ከተማ አክሱም ናይ ምህሌላ ቦታ ደቂ አንስትዮ ጥዋፍ ወሊዐን ታቦት እናዓጀባ ዘለወን ንፅላተ ሙሴ ዓጂበን እናከዳ ዘለዋ ዘርኢ ፎቶ ወይ ስእሊ እዩ፡፡

እዚ ንርኦ ዘለና ድማኒ ኮፍ መበሊ ወንበር ኮይኑ ብዘመናዊ ዝተሰረሓ ኣብ ሓደ ቢሮ ዝኒሀ ዝገልፀልና ፎቶ እዩ። ወንበር ኮፍ ናይ ሰብ ብቅርፃ ቅርፂ ተሰሪሑ ደስ ይብል።

እሺ እዚ ስእሊ እንርእዮ ዘለና ድማኒ ናይ ተጋሩ ኣስላም ናይ ትምህርቲ ሃጅባ ተብሃለ ኣብ ከተማ ኣክሱም ብዘይምርዳእ ተፈጢሩ ዝነበረ ንዑኡ ኣንፃር ና ናብ ኢትዮጵያ ዝፍጠር ዘሎ ሰልፊ እናተገበረ እዩ ዝገልፅ እዚ::

እዚ እንርእዮ ዘለና ድማ ዜና ኣዘወቲረካ ንምሕላፍ ዜና ምሕላፍ ኮይኑ። ብድምፂ ወያነ ትግራይ እናሓለፈ ኣብ ምረቃ መፅሓፍ ዝዛረቡ ዘለዉ ብ ኣባላት ሓይልታት ፀጥታ እናቅረቡ ዘርኢ ፎቶ እዩ:: ብጎኒ ድማ ሰባት ኣለዉ ጋዚጠኛታት ኣቅሪቡ እንዳዛረቦም::

እዚ ትርእይዎ ዘለኹም ድማኒ ናይ ኣዴታትና ወይ ኣሕዋትና ዘፍልሓሉ ቡና ዝተፈለየ ቅርፃ ቅርፂ ዘለዎ ዝተሰርሐ ጀበና ብጎኒ ብጎኒ ድማ ከምቲ ትርእይዎ ኩሉ ብራድን ጎማን ቡና ዝንኤን ዘርእየና ፎቶ እዩ።

እዚ እንሪኦ ዘለና ድማኒ እቲ ገዛ ብናይ ሓደጋ ምክንያትን ብዝነበረ ናይ ትግራይ ዝፈረሰ ገዛን ከም ዝኒሀ ዝፎቶ እ ዚ ይገልፀልና ኣሎ ኣብ ጎኒ ድማ ኤሌክትሪክን ናይኤሌክትሪካት ፓሎ ተተኪሉን ንሱ ውን ወዲቁ ከም ዝኒሀ የመልክት፡፡

እዚ ንሪኦ ዘለና ድማኒ ኣብ ከተማ ኣኽሱም ናጫማታትን ዝመሳሰሉን ናይ ወድን ናይ ደቂ ኣንስትዮን ናይ ደቂ ተባዕትዮን ዝሽየጠሉ ዕዳጋ ኮይኑ እዚ ድማኒ ኣብ ማእኸል ዕዳጋ ዉሽጢ ዝርከብ ናይ ጫማ ቦታ እዩ፡፡

እዚ እንርእዮ ዘለና ድማኒ ፎቶ ብርኩታ ተባሂሉ ኣብ ናይ ባህሊ ትግራይ ዝፍለጥ ኣብ መላእ ትግራይ እዉን እንጥቀመሉ ኣብ እምኒ ገይርካ ዝረሰነ እምኒ ብብሒቁ ጠቅሊልካ ዝብስለሉ ባህላዊ ምግቢ እዩ።

እዚ ንሪኦ ዘለና ድማኒ ኣብ ዕዳጋ ላዕሊ ናጨርቂ ተባሂሉ ዝፍለጥ ኣብኡ ድማ ከም ንሪኦ ዘለና ናብ ጎማታት እና ናይ ኮበርታ ናይ ኣንሶላታትን ዝሽየጠሉ ዘሎ ቦታ እዩ፡፡ ከምትሪኡዎ ሰብ እናተንቀሳቐሰ እናገዝአን እናዓደገን

እዚ ምስሊ ቆልዓ ኣሸንዳ፣ ዓይኒ ዋር ወቂባ ትረአ።

እዚ ምስሊ እዚ እንሪኦ ዘለና ድማ መስቀላት ኮይኑ፣ እዚ መስቀላት ድማ ብቅርፅን ቅርፃ ቅርፅን ከም መስቀልን ከም ናይ ዕንቂ ዝአመሰሉ ተስሪሖም ከም ዘለው የመልክት። እዚ ድማ በዞም ኢደ ጥበባት ዝተሰርሐ ደስ ዝብል መስቀላት አሎ።

እዚ ንሪኦ ዘለና ድማ ካብተን ናይ ሃይማኖታት ሓደ ናይ እስልምና ናይ መስጊድ ነጋሽ ተባሂሉ ዝፍለጥ ኣብ ከባቢ ዉቕሮ ዝርከብ ብናይ ዉግእ ተወቒዑ ዓንዩን ተጎዲኡን ከምዝኒኤ ዘርእየና ምስሊ እዩ፡፡

እዚ እንርእዮ ዘለና ድማኒ ኣብ ማእከል ከተማ ኣክሱም ኢዛና መናፈሻ ተባሂሉ ዝፍለጥ ኣብ ጎኒ ከምቲ እትርእይዎ ዘለኩም ሓንቲ ሓፍትና ድማ ቡና እናፍልሐትን እናሸጠትን ዘርኢ ምስሊ እዚ ሓዉና ድማ እናተቀሳቀሰ ዝንኤ ዘርእየና ዘሎ ምስሊ እዩ።

እዚ እንሪኦ ዘለና ምሉእ ቀዳማይ ብርኪ ቤት ትምህርቲ ጎ/ጮሞ ምኳኑ መእተዊ በሪ እዚ ፎቶ እዚ ዝገልፀልና ከምቲ ትረኢዎ ዘለኹም ብጣዕሚ ደስ ዝብል።

እዚ እንሪኦ ዘለና ተኽልታት ካብ ተኽሊታት ዝርከብ ጨነኣዳም ዝበሃል ኮይኑ ጨነኣዳም ድማ ዓምቢቡ ከም ዝኒሀ ኣብቲ ጫፉ ንሪኦ ከም ዘለና ኣብቲ ጫፉ ፍረ ኣውፅኡ እኒሀ ብሰፊሑ ድማ ብዙሕ ዝበለ ተኽሊታት እኒሀ፡፡

እዙይ እንሪእዩ ዘለና ድማኒ ብምስሊ እናተሓፀባ ዘሪኢ እድ ኣብ ጎኒ ድማ ፊስቶ ተባህሉ ጎማ ዝመለአ ማይ ናይ እድ ማሕፀቢ ቡንቦታትን ተሰሪሒዎ እናተጠቀማን እናተሓፀባን ዘሪእየና ፎቶ እዩ።

እሺ እዚ ንርኦ ዘለና ድማኒ ቅርፃ ቅርፂ ማዕተባት ኮይኑ በቶም ኢደ ጥበባት ዝተስርሕ ንማዕተብ ዘግልግል ናይ ሃይማኖት ዘለዎ ዝተሰርሐ እዩ።

እዚ እንሪኦ ዘለና ድማኒ ቤተ መንግስት ሃፀይ ዮውሃንስ ራብዓይ ዝተሰርሐሉ ናይ ንግስነቶም ዝተቀበለሉን ዘማሕድረሉን ዝነበረን ናይ ቀደም ምስሊ ዘርእየና ዘሎ እዩ።

እዚ ንሪኦ ዘለና ድማኒ ብድምፂ ወያነ ትግራይ እናመሓላለፈ ዜና ዝርከብ ናይ ምክያድ ዓለም ለከ ምክያድ ኮንፈረንስ ዓለም ለከ ሙሁራን ሰብ ሞያ ትግራይ አብ ከተማ መቀለ ክሳለጥ እዩ። ዶክተር ገብረኪዳን ገብረ ስላሴ ዝተበሃለ ዜና እናቅረበ እንተሎ ዝገልፅ ፎቶ እዩ።

አዞም እንሪኦም ዘለና ድማ ናይ ባህልታት ክዳን ተከዲኖም ዝኾነ ናይ ቤተክርስትያን በዓል እንዳኽበሩን ኣብ ቅድሚቱ ድማ መለኸት እንዳነፍሑን ከም ዘለዉ እዚ ፎቶ እዚ ይነግረና ኣሎ። ካብኡ ድማ ኩሎም ድማ ባህላዊ ክዳናት ተከዲኖም ከም ዘለዉ። ብድሕሪኦም ድማ ናይ ሃይማኖታት ተሰሪዖምን ስነስርዓት ናይ ሃማኖት እንዳተካየደ ከም ዘሎ ዘምልክት ፎቶ እዩ።

እዚ እንሪኦ ዘለና ድማ ኣብ ናይ ዩኒቨርስቲ ኣክሱም መእተዊ በሪ ዝስራሕ ዘሎ ሓዱሽ ህንፃ ኮይኑ ኣብ ማእከሉ ድማ ደስ ዝብል ኣወልቲ ኣክሱም ተሰሪሓ ከምዝኒኣ ይገልፀልና ኣሎ፡፡ ኣብቲ በሪ እዚ ድማ ተማሃራይ ይኣቱ ይወፅእ እቶም ዘብዐኛ ኣብኡ እናሰርሑ ከም ዘለዉ የመልክት፡፡

እዚ ንርእዮ ዘለና ድማኒ ምኻባር ታሽዓይ ዓመት ቤት መዘክር ውቅሮ መበል ታሽዓይ ክፍሊ ናይ ዩኒቨርስቲ ትካላት እናኽበረ ዝገልፅ ፎቶ ፖስታ እዩ ዝኒአ። ናይ እዙይ ድማ ብ 2017 ዓ/ም ከም ዝተኸበረ ዝገልፀልና ኣሎ እዚ ፎቶ እዙይ።

ኦቦ ወንበር ውድብ ህዝባዊ ወያነ ሓርነት ትግራይ ነባር ተጋዳላይ ዶክተር ደብረፅዮን ገ/ሚካኤል ይባሃል፣ እዚ እንሪኦ ዘለና ድማ ብመነፀጌሩን ኣብ ድሕሪቱ እቶም ናይ ወፃኢ ሃገራት ዕጡቅ ጋርዲ የርእየና ኣሎ፡፡

እዚኣ ንርእያ ዘለና ድማኒ ካብ ባህልታት ቖናጁ ትግራወይቲ ኮይና ከምቲ እትሪእዋ ዘለኩም ድማኒ ሙሉእ ብሙሉእ ናይ ወርቂ ሽልማትን መጋየፅን ተጠቂማ ጨጉራ እውን ብስነ ስርዓት ተቆኒኑ ከምዝኒአ ዝገልፅ ፎቶ እዩ።

እሺ እዙይ ንርእዮ ዘለና ድማኒ ካብቲ ናይ ኣትክልታት ሓደ ጥቅልል ጎሞን ወይ ድማ ካውሎ ተባሂሉ ዝፍለጥ ናይ መስኖ ውፅኢት እዩ ዘርእየና ዘሎ ፎቶ እዙይ። ከምቲ እትይሪእይዎ ዘለኩም ድማ ብዝሕ ዝበለ ናይ ጥቅልል ጎሞናት እንሄ።

እሺ እዚ ንሪእኦ ዘለና ድማኒ ካብ ናይ ሕርሻ ናይ ባህሊ ፍርያት ኮይኑ እዚ ትሪእዎ ዘለኹም ኣዘራርኣ ድማ ብመስመር ተዘርአ ስርናይ ኮይኑ ከምቲ እትሪእዎለኹም ድማኒ እተን መካይን ከምቲ እትሪእዎለኹም ፅርግያ ብዙሓት መካይን እናተጓዓዛ ከም ዘለዋ ዝገልፅ ፎቶ እዩ።

እዚ ምስሊ ካብ ሓፂን ዝስራሕ መንፊት ይበሃል እዚ ኸዓ እኽሊ ንምንፋይ ይጠቅም።

እሺ እሞ እዚ እንርእዮ ዘለና ድማኒ ብወርቂ ዝተሰርሐ መስቀላትን መጋየፅን ናይ ደቂ ኣንስትዮ ዝገልፅ ፎቶ እዩ ዝኒአ እዙይ ድማ ካብ ብወርቂ ዝተሰርሐ ምኳኑ እዚ ፎቶ እዙይ።

ንርኦ ዘለና ድማ ናይ ሰራዊት ናይ ኤርትራ ኣብ ማእከል ሳዋ እናሰልጠኑን ምሪኢት እናርኣዩ ዘሪኤና ዘሎ ምስሊ እዩ። ከምእትሬዎ ዘልኩም ድማ ባንዴራ ኤርትራ ሒዞምን ምስ ሙሉእ ዕጥቆምን ዝንሄው የርኤና ኣሎ።

እዚ ንሪኦ ዘለና ድማ ላሕሚ እናሸነት እንከላ እቲ ሽንቲ ብተርኪስ ገይሩ እናዕቆሮ፣ እናተቐበሎ ከምዘሎ እዛ ላሕሚ ድማ መላእ ወይ ከምዝወለደት እቲ ጉልኣ ዕብይ ኢሉ ከምዝገልፅ እዚ ፎቶ ይነግረና ኣሎ፡፡

መጀመርያ ዘሪኤና ዘሎ እዚ ምስሊ ዘሪኤና ናይ ፀጉሪ መማላክዒ ኮይኑበክ ተባሂሉ ዝፍለጥ ተቀምቂሙ ዝኒሀ ዘሪኤና ዘሎ፡፡.እቲ እትሪኢዎ ዘለኩም ፀጉሩ በክ ተሰሪሑዎ ከም ዘሎ ዘሪኤና ዘሎ ምስሊ እዩ፡፡

እዙይ እትርእይዎ ዘለኩም ድማ ናይ ሕብረት ሰብን ስድራን ማሕበረሰብን ቤተሰብን ብሓደ ኮይኖም ዝተላዕልዎ ፎቶ ናይ ቀደም ምስ ደቀም ምስ ምሉእ ኣርባዕተ ደቀሙን ሰብኣይን ሰበይቲን ብሓደ ኮይኖም ዝተሳኣልዎ ፎቶ ዘርእየና ዘሎ ምስሊ እዩ።

እዚ እንርእዮ ዘለና ድማኒ ኣቦና ቐሺ ወይከዓ ጎይታምህረይ ናይ መፅሓፍ ቅዱስ ኣብ ዝባኖም ሒዞም እና ኣክሊል ኣብ ርእሶም ገይሮም ዘለው ዘርእየና ዘሎ ምስሊ እዩ።

እሺ እዙይ ንሪኦ ዘለና ፎቶ ድማኒ ኣብ ውሽጢ ገዛ ኣብ ኣትክልቲ ዝመለኣ ካይኑ ከምኒ በነና ከምኒ ሓረጋት ዝመስሉ ተኽልታት ገዛ ዝመለኣ ይምክት።

እዚ ንሪኦ ዘለና ድማኒ ኣብ ማእኸል ፅርግያ ናይ ቻይና ቅድሚ ናብ ፅርግያ መዉረዲ ንኢንቨርስቲ ዝርከብ ኮይኑ ኣብ ጎኑ ድማ ከምቲ ትርእይዎ ዘለኹም ተሽከርከርትታትን ናይ ማኪና ናይ ፅዕነት፣ ናይ ቦጥ ዝተፅዓነትን ዘርእየና ዘሎ ምስሊ እዩ፡፡

እዚ ምስሊ ገዲም ተገዳላይን ፓለቲከኛን ስየ አብረሃ እዩ።

እዚ እንርኦ ዘለና ፎቶ ድማ ላዕላዊ ላዕለዋይ ኣዛዚ ሰራዊት ትግራይ ወዲ ኣሸብር ተባሂሉ ዝፍለጥ ፎቶ የሪአና ኣሎ። እዚ ድማ እንዳተዛረበን ኢዱ እንዳተቃሳቀሰን ዘሎ እዩ።

እሺ እዚ እንሪኦ ዘለና ድማኒ ኣብ ከተማ ኣክሱም ማይ ሹም ዝበሃል ኮይኑ እዚ ድማኒ እቲ ሕብረተስብ ጥምቀት ዝጥመቐሉን ካብቲ ናይቲ ባህላዊ ጥምቀት በዓላት ነኽብረሉ ሓደ ጥምቀት ኮይኑ ኣብ ከተማ ኣክሱም ማይሹም ቦታ ዝኽበር እዞም ንሪኦም ዘለና ካሜራ ማናት እናስኣሉ ይርኣዩ። እቲ ህዝቢ ድማ ከምቲ ትሪኢዎ ዘለኩም ብሰፊሑ ተዘጋጂዩ ከምዝኒአ የረኢ ኣሎ እዚ ፎቶ እዚ::

እዚ እንሪኦ ዘለና ድማ ሓውና ናይ ክዳን ባህሊ ክዳን ከም መርኣያ ኮይኑ ዘርኢ ዘሎ እንዳተንቀሳቀሰ ዘርእየና ምስሊ እዩ:: ከም እትሪእዎም ዘለኩም ተዓዘብትን ዳያኛታት ዝኒሀውዎ እዩ ዘርእየና ዘሎ እዚ ፎቶ፡፡

እንሪኦ ዘለና ድማኒ ከም ናይ መስተታት ኮይኑ ከምኒ ጉደር ወይኒ ዝኣመሰሉ ኣብ ጠረጴዛታት ኮፍ ኢሎምን ተከዲኖም ከምዘለዉ ዝገልፅ ፎቶ እዩ ።